ካብዞም ናይ ገዛ ኣቑሑት ሓደ ጉንዲ ፀሪብካ ብምግጣምን ጅማት ብምእሳርን ጌርካ ዝስራሕ ንመፃወቲ ዘገልግል ዓይነት ኣቕሓ ኣየናይ እዩ?

ተኸተልቲ ኣይማኖት ክርስትና ጸለቶም ዘብጽሑሉን ዝሞቱ ዝቕበሩሉን ዝተወለዱ ዝጥመቕሉን ቦታ እንታይ ይብሃል?